ኣብ ሩባ ኦሞ ዝዓበየ መመንጨዊ ሓይሊ ኤሌክትሪክ ሃይድሮኤሌክትሪክ ዲጋ ጊልገል ጊበ ሳልሳይ እዩ። እቲ ግድብ 243 ሜትሮ ቁመት ዘለዎ ኮይኑ ካብ ኣፍሪቃ ዝነውሐ ግድብ ሮለር ኮምፓክትድ ኮንክሪት (RCC) እዩ። ክንደይ ሜጋዋት (MW) ኣለዎ?

ኣብ መንጎ እቶም ብእምኒ ዝተሸፈኑ ጸበብቲ ገዛውትን ጎደናታትን ሰባት ክንቀሳቐሱ ይረኣዩ። ብየማን ኣብ ክፉት ቦታ ሰባት ኣብ ትሕቲ ዝተለገሰ ዝመስል ሰማያዊ ተርፖሊን ኮፍ ኢሎም መዓልታዊ ስራሖም ይገብሩ። እዚ ኣብ ኣየነይቲ ከተማ እዩ ዚርከብ ይመስል?

ብመሸማዕ ኣብ ዝተጋረደ ቦታ በነና፣ ሓብሓብን ካልኦትን መሸጣ ቀሪቦም ኣለዉ፡፡ እዞም ፍረምረ ኣብ ፅቡቕ ኩነታት ዘለዉ እዮም፡፡ ናይቲ መሸጢ ቦታ ነገር ግን ይጐድኦም ዶ ይኸውን?

ከምቲ ኣብ ላዓሊ ዝርአ ዘሎ ምስሊ ብሓደ ገፅ ከብቶም ኣብ ትግራይና ውሽጢ ዝፍለጡ ባህላዊ ዓይነታት ምግቢ"ሕምባሻ" ዝባሃል ዓይነት ምግቢ ተቀሪቡ ኣሎ።

ኣብ ላዕሊ ዘሎ ጽሑፍ ብኣምሓርኛ፡ ሓደ ካብ ቋንቋታት ኢትዮጵያ እተፃሓፈ ኮይኑ፣ ካብ ኣያት ሪል እስቴት / ኣያት ሼር ካምፓኒ ዝተባህለ ኣብ ኣዲስ ኣበባ ፍሉጥ ሪል እስቴት ዲቨሎፐር ዝኾነ ትካል እዩ።

ስርሒት ምኹዓት ዒላ ኣብ ትሕቲ መሬት ኣብ ዝርከብ ማይ ዝሓዘ ማይ ምስ በፅሐ ማይ ብፀቕጢ ምስ ዝፈስስ እንትከውን፣ ኣብ ገጠራት ንዝስተ፡ ንሕርሻ ወይ ንጥሪት ዝኸውን ጽሩይ ማይ ትሕቲ ምድሪ ንምሃብ ዝግበር እዩ።

እኩብ ዕምባባታት ዘርኢ ክኸውን ከሎ፡ እቲ ካልኣይ ድማ ሓደ ቆልዓ ዕምባባታት ክለቅም ከሎ ዘርኢ እዩ። ምስ ማይ ምስ ዝራኸቡ ሕብሪ ዝለቅቑ ስሕበት ዘለዎም ሕብርታት እዮም። ህጻናት ብኸምዚ ዝኣመሰለ ስሕበት ዘለዎም ክጻወቱ ከለዉ፡ ፈጠራኦም ክሳብ ክንደይ ክምዕብል ይኽእል?

ብዙሓት ንኣሽቱ፡ ጸለምቲ፡ ጂኦሜትሪካዊ ወይ ከዓ መሳቕል ናይ ቤተ ክርስትያን ቅርጺ ዘለዎም ቁራጽ ኣብ ልዕሊ እቲ ኣራንሺ/ቡናዊ ዕንጨይቲ ፋሕ ኢሎም ይራኣዩ ኣለዉ።

ኣብዚ ሓደ ሰብኣይ ኣብ መንበር ኮፍ ኢሉ ይርአ። ቀይሕ ማልያን ጻዕዳ ጃኬትን ተኸዲኑ ኣሎ። ኣብ ርእሱ ጽፉፍዲዛይን ዘለዎ ባህላዊ ቆቢዕ፡ኣብ መንኵቡ ድማ ሕብራዊ ባህላዊጨርቂ ተኸዲኑ ኣሎ። ኣብ ቅድሚት ማይክሮፎን ኣሎ። እዚ ሰብኣይ ኣብ መድረኽ ክዛረብ ከሎ ዘርኢ እዩ።

ዩኒፎርም ዝለበሰ ወተሃደራዊ ሰብኣይ እዩ። እቲ ሰብኣይ ቡናዊ ቀጠልያ (ኦሊቭ ድራብ) ወተሃደራዊ ስረ ተኸዲኑ ኣሎ። ኣብ ክልቲኡ መትሓዚ መንኵብ ክልተ ከዋኽብቲ ይረኣዩ። እዚ ኣብ መብዛሕትኡ ሰራዊት ሜጀር ጀነራል ተባሂሉ ዝጽዋዕ ጀነራል መኮነን መዓርግ ዘመልክት እዩ።

እዚ ኣብ ቀይሕ ጽርግያ ባህላዊ ሰልፊ ዘርኢ እዩ። ኣብ ቅድሚት ብባህላዊ ሕብሪ ኢትዮጵያ ዝተሰከማ ዓበይቲ ባንዴራታት፣ ኣብ ማእኸል ድማ ኣርማ ኢትዮጵያ ኣለወን። ኣብ ጎኖም ጻዕዳ ባህላዊ ክዳን ዝተኸድኑ ሰባት ይረኣዩ፡ብድሕሪት ድማ ህንጻታትን ከባቢ ከተማን ብዝተፈላለየ ሕብሪ ተቐቢኡ ኣሎ።

ብኣርባዕተ ክቡባት ጻዕዳ ኣዕኑድ ዝተደገፈ በረንዳን ኣብ ዙርያ መንደቕ ድማ ግራጭ ሓጹርን ኣለዎ። ኣብ ቅድሚ እቲ ገዛ ብጡብ ዝተሰርሐ ዓቢይ ቦታ ኣሎ፣ ብየማን ድማ ገለ ቀጠልያ ሳዕርን ነዋሕቲ ኣግራብን ኣለዉ። እዛ ቪላ ገዛ ንመሸጣ ድያ?

ዑናታት ቤተ መንግስቲ ፣ ኣብ ኣክሱም ኢትዮጵያ ዝርከብ ኮይኑ እዚ ካብቲ ኣብቲ ኸባቢ ዝነገሰት ቤተ መንግስቲ ንግስቲ ሳባ ኸም ዝነበረ ዚእመን ጥንታዊ መንግስቲ ኣክሱማውያን እተሰርሑ ዓበይቲ መናድቕ እምኒን ከምኡውን ቅርሲ ዓለምን እዩ።

በዓል ሰለስተ ደብሪ ዓብዪ ህንፃ ይርአ ኣሎ፡፡ እዚ ህንፃ ናይ ከባቢ ንፅህንኡ ህሉዉ ብዘይምዃኑ ኣብ መልክዑ ዓብዪ ጐደሎ ይርአ ኣሎ፡፡

ኣብ ምብራቅ ኢትዮጵያ ካብ ዝርከቡ ብሄራትን ብሄረሰባትን እቲ ሓደ ብሄረሰብ ሃረር እዩ። እዚ ኣለባብሳ ባህላዊ ኣለባብሳ እቶም ብሄረሰብ ሃረር እዩ።

ኣብዚ ላዓሊ እትሪእዎም ዓይነታት ባህላዊ ክዳውንቲ እዮም። ከም እዚኦም ዓይነት ክዳውንቲ መብዛሕቲኡ ግዜ ኣብ ሓድሽ ዓመትን ,መስቀል ፋሲካ ዝኣምሰሉ ዝኽደኑ እዮም።

ናይ ኢትዮጵያ ንብረት ዝኾነት ነፋሪት ኣብ መዕርፎ ነፈርቲ ትርአ ኣላ፡፡ እዚ ነፋሪት ናይ ኢትዮጵያ እያ ክንብለሉ ምኽንያት ካብ ምንታይ ዝነቐለ እዩ?

ጻዕዳ ዩኒፎርም (ምናልባት ባህላዊ ዩኒፎርም ስነ-ጥበብ)ን ጸሊም ቀበቶን ዝለበሰ ሰብኣይ ዘርኢ እዩ። እቲ ሰብኣይ ኣብ ደገ ደው ኢሉ ይረአ፡ ምናልባት ኣብ ጥቓ ጕንዲ ገረብ ክኸውን ይኽእል። እዚ ዩኒፎርም ንእንታይ በዓል ወይ ዕለት ንጥቀመሉ?

ኣብ ሓደ ክፋል ህንፃ ወንብር፣ ጠረጴዛን ዋይትቦርድ ሰሌዳን ይርአዩ ኣለዉ፡፡ እዞም ንዋት እቲ ክፍሊ ናይ ተምሃሮ መምሃሪ ክፍሊ ምዃኑ የረድኡ፡፡

ኣብ ኣክሱም ዝርከብ ቤተ መዘክር እንትኸውን ዝተፈላለዩ ብኳዕቲ ዝተረከቡ ቅርስታት ዝቅመጠሉ እዩ። እዚ ቤተ መዘክር ብዘበናዊ መልክዑ ተሰሪሑ እቶም ቅርስታት ተዝቅመጡ ይብል።

መንደቕ ግድብ ንሓደ ዕቋር ማይ ሒዙ እንትከውን፣ እዚ ዓይነት ትሕተ ቅርፂ ንምፍራይ ሓይሊ ኤሌክትሪክ ዝውዕል ጸዓት ናይቲ ዝፈስስ ማይ ናብ ሓይሊ ኤሌክትሪክ ይቕይሮ።

እዚ ብለምለም ቀጠልያ ኣትክልቲ ዝተኸበበ፡ ብመንደቕ እምኒ ዝወረደ ውቁብ ፏፏቴ ዘርኢ እዩ። ኣብ ቅድሚት ሓንቲ ሰበይቲ ብሕብሪ ባንዴራ ኢትዮጵያ ዝተሸፈነ፡ኣብ ሓደ ዓቢ ከውሒ ኮፍ ኢሉ ይርአ። ኣብ ላዕሊ፡ሰማይ ብገለ ደበናታት ተሸፊኑ ስለዘሎ፡ነቲ ምስሊ ተፈጥሮኣዊ ጽባቐ ይህቦ።

ባህላዊ ኢትዮጵያዊ ስነ ህንጻ ዘለዎ ቤተ ክርስቲያን የርኢ። እቲ ህንጻ ብመንደቕ ጭቃ ወይ እምኒ፡ ዓምድታት ዕንጨይቲ ዘለዎ በረንዳ፡ ኣብ ልዕሊ ናሕሱ ድማ ብሓጺን ዝተሰርሐ መስቀል ኣለዎ። እንታይ ዓይነት ህንጻ እዩ?

እዚ ባህላዊ ክቡብ ገዛ ዘርኢ እዩ። እቲ ናሕሲ ብሓሰር ዝተሸፈነ ኮይኑ፡ እቲ መናድቕ ድማ ካብ ጭቃን ዕንጨይትን ዝተሰርሐ ኮይኑ ቀይሕን ጻዕዳን ዝተቐብአ እዩ። ኣብ ቅድሚት ኣፍደገ ኣሎ፣ ኣብ ዙርያኡ ድማ ደረቕ መሬትን ንእሽቶ ተክልታት ይርአ።

እዚ ታሪኽ ባንዴራታት ኢትዮጵያ ዘርኢ እዩ። ኣብ ላዕሊ ሰለስተ ቅዲታት ባንዴራታት፤ ብጸጋም ብሰለስተ ሕብሪቀስቲ ዘለዋ ባንዴራ ኣላ። ኣብ ማእከል ኣብ ላዕሊ ቀጠልያ ብጫ ቀይሕ ኣንበሳ ምልክት ኣሎ። ብየማን ኣብ ዓንኬል ኣንበሳ ዘለዎ ባንዴራን ከዋኽብትን ኣሎ።

ብድሕሪ ብዝንጎ ዝተሰርሐ ሓጹር ዝዓቢ ገረብ ዘርኢ ይመስል፣ ኣብ ቅድሚኡ ድማ ትኽ ዝበለ ዕንጨይቲ ወይ ንገመድ ኤሌክትሪክ ወይ ቴሌፎን ክኸውን ይኽእል ደው ኢሉ ኣሎ።

ኣብ ላዕሊ እቲ ብርጭቆ ዓፍራ ተኾሚሩ ኣሎ፣ ንኣሽቱ ነብሳት/ዓፍራታት ድማ ናብ ላዕሊ ክድይቡ ይረኣዩ። ዝተፈለየ ዓይነት ቢራ ክኸውን ይኽእል እዩ። እዚ እንታይ ጦብላሕታ እዩ ዚህብ፧

እዚ ሎጎ ትካል ሕትመት ብርሃነና ሰላም ዘመላኽት እዩ። እዚ ሎጎ ኣብ ታሕቲ ስም እቲ ትካል ብቋንቋ ኣምሓርኛን እንግሊዝኛን ዝሓዘ ምስሊ ዒፍ ኣለዎ።

ኣብዚ ኣብ ቅድሚ ጻዕዳ መንደቕ ጡብ፡ዓቢ ጻዕዳ ናይ ፍሪጅ ኮፍ ኢሉ ይርአ። እቲ ሳንዱቕ ትኽ ዝበለ መትሓዚን ዘለዎ ኮይኑ፡ኣብ ላዕሊ ንእሽቶ መዕጸዊ ቦታ ይርአ። ኣብ ታሕተዋይ የማናይ ሸነኽ ድማ ንሓይልን ሙቐትን ዝቆጻጸር መመልከቲታት ዘለዋ ንእሽቶ መስኮት ኣላ።

ጠቕላይ ሚኒስትር ዶክተር ኣብዪ ኣሕመድ ኣብ ፊት ሓደ ወታደራዊ ሰላምታ ዘቕርበሎም ኣባል ፌደራል ፖሊሲ ጠጠው ኢሎም ኣለዉ፡፡ እዚ ሰላምታ ልሙድ ባህሊ ውትድርና እዩ፡፡

ኣብ ትግራይ ካብ ዝርከቡ ባህላዊ ምግብታት እቲ ሓደ እንትኸውን ትኩስ እንጀራ ኣብ ዝግገረሉ እዋን ኣብ ስዕረት እንተኾይኑ ብጠስሚ ወይ ኣብ እዋን ፆም እንተኾይኑ ብዘይቲ ብምግባር ብበርበረ ገይርካ ጣስሚካ ዝግበር እዩ።

ኣብ ዓበይቲን ዝተደራረቡን ድስቲ ምግቢ ክዳሎ ዘርኢ እዩ። ሰባት ብቐንዱ ደቂ ኣንስትዮ ኣብ ምግቢ ምብሳል ተጸሚደን ኣለዋ። እዞም ማእከላይ መብሰሊ ብረትድስትታት ናይ ሓባር ክሽነታት ከም ማለት አዮም። እንታይ ዓይነት ምግቢ እዩ ኸ ዝርአ?

ኣብ ወሰን እቲ ማይ ደው ኢሉ፡ ኣብ ልዕሊኡ ፕላስቲክ ኣርባዕተ ጀሪካን ተጻዒኑ ኣድጊ ይርአ። ክልተ ህጻናት እውን ማይ ክስሕቡ ይረኣዩ ኣለው።

በርገር ኣብ ልዕሊኡ ሰሊጥ ዝተለኽየ ባኒ ብዙሕ ዝቐለጠ በርበረ ዝተጠበሰ ደርሆ ወይ ቅጥን ዝበለ ጽርበት ኣብ ውሽጢ ብላዕሊ ዝተጣበቐ ካራ ልሙድ ኣቀራርባ ቤት ምግቢ ኣብ ድሕሪት ሰብ ነቲ ጻሕሊ ፍሽኽ ይብል ኣሎ፣

ኣብዚ ብዙሓት ናይ ጭቃ መትሓዚታት ኣብ መሬት ብቐረባ ኣብ ናይ ደገ ቦታ ተዘርጊሖም ኣለዉ፡ እዚ ድማ ንዳግመ-ምጥቃም ዝውዕሉ ይመስል። እቶም መትሓዚታት ብዝተወደበ ኣገባብ ብመስርዕ ተሰሪዖም ኣለዉ። ኣብቲ ከባቢ ዝነብሩ ሰባት ኣብ መንጎ እቶም ኮንተይነራት ክሰርሑ ይረኣዩ።

ቀንዲ መእተዊ ሆስፒታል ደጃዝማች ባልቻ፣ እቲ መእተዊ ብቋንቋ ኣምሓርኛ "ደጃዝማች ባልቻ ሆስፒታል ሩስያ ቀይሕ መስቀል" ተባሂሉ ተጻሒፉ ኣሎ። ብእንግሊዝኛ "BALCHA HOSPITAL RUSSIAN RED CROSS" ዝብል ጽሑፍ እውን ኣሎ።

ኣብዚ ሕዚ እዋን ዝተፈላለዩ ናይ ክዳን ሳሙናታት እናተሰርሑን እናተመረቱን ናብ ዕዳጋ እናቀረቡ ይርከቡ። ይኹን እምበር እቶም ናይ ክዳን ሳሙናታት ዘለዎም ናይ ምፅራይ ኣቅሞም እምብዛ ኣይኾነን።

እዚ ኣቡና የማታ ጉህ እትበሃል ኣብ ትግራይ ኢትዮጵያ እትርከብ ህቡብ ኣኻውሕ ዝተቐርጸት ቤተ-ክርስትያን እዩ። እታ ቤተ-ክርስትያን ኣብቲ ኣብ ፀድፊ ዝርከብ ከውሒ ዝተቐርፀት ኮይኑ ኣብ ውሽጡ ጥንታዊ ስእልታትን ውቁብ ሃይማኖታዊ ስእልታትን ዝሓዘ እዩ።

ኣብ እንዳ መስተ መደርደሪ መንደቅ ብሓፂን ኣብ መንደቅ ተጣቢቁ ዝተሰረሐ ካብ ሓደ ክሳብ ሓሙሽተ ኣልኮላዊ መስተ በቡ ታራ ተደርዲሮም ሕብሮም ድማ ናብ ቢጫ ዝቀርቡ

ኣብ ደረቕን ኣኽራናትን ከባቢ እትርከብ ባህላዊት ዓዲ ኢትዮጵያ የርኢ። እቶም ገዛውቲ ክቢ፡ ካብ ጭቃን ሳዕርን ዝተሰርሑ ኮይኖም፡ ውሑዳት ሰባት ኣብ ጎደናታት እግሪ ይንቀሳቐሱ ይረኣዩ። እዚ ገዛውቲ ኣብ ኣየናይ ክልል ኢትዮጵያ እዩ እቲ ባህላዊ ቁሸት ይርአ?

ስርዓት መተሓላለፊ ቀሊል ባቡር ኣዲስ ኣበባ። እታ ባቡር ኣብ ውሽጢ እታ ከተማ ንዝርከቡ መስመራት ከተገልግል እያ። እዚ ስርዓት ፅቕጥቕጥ ትራፊክ ንምንካይን ንከተማ ዘላቒ መጓዓዝያ ኣማራፂ ንምሃብን ዝተዳለወ እዩ። እዚ ፕሮጀክት ብቐንዱ ብኣየናይ ናይ ወጻኢ ኩባንያ ተማሂዙ?

ኤክስካቫተር ኳዕቲ ዝንቀሳቐስ ዘሎ ኮይኑ ከበድቲ ንብረት ንምልዓልን ንምኹዓትን ይጥቀመሉ። እዚ ድማ ንመጓዓዝያ ይዳሎ ወይ ይጉዓዝ ከምዘሎ ዘመልክት እዩ። ከምዚኦም ዝበሉ ከበድቲ ማሽናት ህንፀት ንኣተገባብራ ዓበይቲ ፕሮጀክትታት ምህንድስና ክሳብ ክንደይ ኣገደስቲ እዮም?

እዚ ኣብ ልዕሊ ፌደሬሽን ኩዕሶ እግሪ ኢትዮጵያ ምልክትን ኣብ ማእኸል ደው ኢሎም ክልተ ሰባትን ዘርኢ እዩ። እቲሓደ ማልያ ኩዕሶ እግሪ ሒዙ ኣሎ፣ ሕብሩ ቀጠልያ ኮይኑ ኣርማጋንታ ዘለዎ እዩ። እዚ ድማ ሕብሪ ባንዴራ ኢትዮጵያንምልክት ኩዕሶ እግሪ ዘለዎን እዩ።

ኣብ መቐለን ከባቢኣን ካብ ዝዝውተሩ ዓይነታት ባህላዊ ጥልፊ ፀሊም ክሪ ብበዝሒ ዘለዎ እዩ። ብተወሳኪ ድማ ኣብ እዝና፣ ክሳዳ፣ ኣእዳን ብወርቂ ዝተሰርሓ መጋየፅታት ገይራ ኣላ።